ናይ ገዛን ቢሮን ኣቁሑት ማለት ናይ ገዛን ቢሮን ኣቁሑት ንኣብነት ከም ምግቢ መብሰሊ ፣ዓራት ካልኦታትን ኣብ ገዛ እንጥቀመሎም እዮም ኣብ ቢሮ እንጥቀመሎም ድማ ከም ኮምፒተር፣ ወንበራት ዝመሳሰሉ ኣብ ቢሮ ንጠመሎም እዮም።

መጽሓፋትን ጋዜጣን ማለት መጽሓፋት ናይ ቡዙሕ ንኣብነት ልበወለዳት፣ ድርሰታት ፣ታሪኻት ነንብበሉ መጽሓፋት ይብሃል፤ ጋዜጣ ድማኒ ናይ ዜናታት ሓደሽቲ ነገራት ንርእየሉ ድማ ጋዜጣ ይብሃል።

ኣርማ ማለት ኣርማ ምልክት ማለት እዩ። ንኣብነት ቡዝሕ ዓይነታት ኣርማታት ኣለውና። ናይ ክዳን ኣርማታት ኣለው፣ ናይ ባንዴራ ኣርማታት ኣለዉ ቡዝሕ ቡዝሕ ንጥቀመሉ ናይ ዘበናት ነጋሽ መግለፂ እዩ ማለት?

መሳርሒ ማለት መሳርሒ ብዙሕ ዓይነት መሳርሒታት ኣለውና። ንኣብነት ናይ ህንፃ መሳሪሒ ንጥቀም ናይ ፅሕፍት መሳርሒ እዚኣቶም ንዘኮነ ስራሕ ክንሰርሕ ከለና ዝሕግዙና ዓይነታት መሳሪሒታት እዮም።

እፅዋት ማለት ዕፅዋት ኣብ ሓንቲ ዓዲ ኣትክልቲታት ኣግራባት ካልኦት ዝተፍላለዩ ናይ ዓይኒ እፅዋት ዝርከበሉ ቦታ እዩ። እዚ ድማ ከባቢ ኣየር ከይብከል ዝሕግዘና ማለት እዩ።

ኣትክልትን ኣሕምልትን ኣትክልትን ኣሕምልትን ማለት ኣትክልቲ ምምጋብ ማለት አዩ ንኣብነትከም ሰላማ፣ ቆስጣ ፣ ጎመን ካልኦት ዝተፈላለዩ ዓይነታት ተክልታት ኣለው እዚኣቶም ነጥዕናና ውን ፅቡቃት እዮም ።

ስፖርማርኬት ክበሃል ዝክእል ናይ ሸቀጣሸቀጥ እንረክበሉ ዓብይናይ ሸቀጣሸቀጥ መሸጢ እዩ። ንኣብነት፦ ዕሹግ ምግብታት ብቀጥታ እንረክበሉ ስፖር ማርኬት እዩ።

ኣርክቴክቸርን ህንፃ ስራሕን ማለት ንሓደ ህንፃ ከመይ ክስራሕ ከምዘለዎ፣ ከመይ ክኸውን ከምዘለዎ ኣቀማምጥኡ ኣብ መሬት ከመይ ከምዝዓርፍ ባዕሉ መጀመርያ ጀሚሩ እስካብ መጨረሻ ዲዛይን ትገብረሉ ኣርክቴክቸር ንብሎ ማለት እዩ፡፡

ትምህርቲ ትምህርቲ ማለት ሓደ ወዲሰብ ካብቶም መሰረታዊ ዝብሃሉ ሓደ እዩ፡፡ ትምህርቲ ምምሃር ሓደ ሰብ ንክፈልጥ ምንባብ ፣ ምፅሓፍ ካልኦታት ንክፈልጥ ዝሕግዞ እዩ፡፡ ስለዚ ትምህርቲ ምምሃር ኣድላይ እዩ፡፡

ገዛን መንበሪን ማለት ገዛን መንበሪን ንሓደ ወዲ ሰብ ካብቶም መሰረታዊ ነገራት ሓደ እዩ። ንመደቀሲ ካብ ስራሕ መፂእካ ንክተዕርፈሉ ካልኦት ጥቅምታት ምግብታት ንክተብሰለሉን ገዛ መነበሪን ግዴታ ስለ ዝኮነ ገዛ መነበሪ ማለት ።

ስራሕ ንሓደ ወድሰብ ካብቶም መሰረታዊ ዝበሃሉ ሓደ እዩ:: ምግቢ ንምርካብ፣ መፅለሊ ገዛ ንምርካብ ናይ ግድን ስራሕ ክነሰርሕ ኣለና። ኣነ ስራሕ ምስራሕ ብጣዕሚ እዩ ደስ ዝብለኒ። እና ንወድሰብ ድማ ኣድላዪ እዩ ማለት እዩ።

እፅዋት ማለት እፅዋት ኣብ ሓደ ዓዲ ናይ ኣትክልቲ ወይ ኣግራባት ዝርከብሉ ቦታ እዩ፡፡ እፅዋት ጥቕሙ ድማ ናይ ከባቢ ኣየርና ንከይብከል ንከይበላሾ ዝሕግዘና እፅዋት ይበሃል፡፡

ገዛን መንበሪን ንብሎ ንሓደ ወድሰብ ካብቶም መሰረታዊ ነገራት ሓደ እዪ። ገዛ ንመደቀሲ ንካልኦት ንጥቀመሉ አዪ ስለዚ ገዛ መንበሪን ንሓደ ወዲሰብ መሰረታዊ ነገራት ሓደ እዪ ።

ሱፐርማርኬት ኣቑሑት ሱፐርማርኬት ኣቑሑት ማለት ሕጂ ንኣብነት ናይ ሸቐጣ ሸቐጥ ዓበይቲ ናይ ሸቐጣ ሸቐጥ ኣቲና ንገዝአሉ እዩ፡፡ ከም ዕሹጋት ምግብታት ካልኦት ዘለዉ ኣቑሑታት ንገዝአሉ ሱፐርማርኬት ይበሃል፡፡

መፀሓፍት ጋዜጣን መፀሓፍት ጋዜጣን ማለት ናይ ልብ ወለደ ካሊእ ናይ ታርካት ካሊእ ድማ ናይ ትምህርት መፅሓፍቲ እዉን ኣሎ ሰለዚ መፃሐፋት ማለት አዚኦሞ እዮሞ፡፡ ጋዜጣ ድማኒ ንዜና ወይ ንካሊእ ሓደሹ ነገረ እንጥቀመሉ አዩ፡፡

ፀጉሪ ማለት ፀጉሪ ሓድ ካብቶም ተፈጥራዊ ናይ ወዲ ስብ ኣካላት ሓደ እዩ፡፡ ንኣብነት ፀጉሪ ናይ ደቂ ኣንስትዮ ካብ ናይ ደቂ ተባዕትዮን ፀጉሪ ይነውሕ ይቁነን እዩ፡፡ ናይ ደቂ ተባዕትዮ ድማ ናብ ፀጉሪ ቤት እናእተና እነሕፅሮ እዩ ።

ታሪክን ተፈጥሮን ማለት ታሪክን ተፈጥሮን ማለት ናይ ሓንቲ ዓዲ ናይ ዝሓለፈ ታሪካት ኣብቲ ዓዲ ዘሎ ብዙሕ ዓይነት ታሪካት ብተፈጥሮ ይኹን ብኻሊእ ዝመፅእ ታሪካት ማለት እዩ ።

መሳርሒ መሳርሒ ማለት ንሓደ ዝኾነ ህንፃ ህንፃ ክንሰርሕ ከለና ቡዙሓት መሳርሕታት ንጥቀም ንኽእል ኢና። ፅሕፈት መሳርሒ ንካልኦት ፅሕፈት መሰርሕታት ኣለውና። ስለዚ መሳርሒ ማለት እዩ።